ናይ ገዛ ኣቁሑ ክንብል ከለና ደቂ ሰባት ዝጥቀሙሎም ኣብ ውሽጢ ገዛ ዝርከቡ ዝተፈላለዩ ዓይነታት ኣቁሑ ክንብል ንክእል ኢና፡፡ ንኣብነት ከም ናይ ውሽጢ መመገቢ ኣቁሑ እንተኢልና ከም ሸሓነ ፣ቢያቲ ዝኣምሰሉ

ናይ ገዛ ኣቁሑ ማለት ወዲ ሰብ ንመነባብርኡ ዝጥቀመሎም ኣቁሑት እዮም፡፡ ብዘይ ንሶም ኣፀጋሚ እዩ፡፡ ንኣብነት ከም መመገቢ ኣቑሑት ማንካ፣ ሻሓነ ዝኣምሰሉ፡፡

ጉዕዞ ማለት ካብ ሓደ ቦታ ናብ ካልእ ቦታ ምንቅስቃስ እንትኸውን፤ ቱሪዝም ማለት ካዓ ዝኾነ ነገር ምሕዳስ ወይካዓ ንምድሳት ኢልካ እትርኦ እትጓዓዝ እዩ፡፡ ስደት ካዓ ንሓደ ነገር ንምምሕያሽ ኢልካ ካብ መንበሪካ እትከዶ እዩ፡፡

ጥበብን ባህልን ክንብል ከለና ኣብ ዝኮነ ማሕበረሰብ ምስቲ ዘሎ ኣቡኡ ልሙድ ዝኮነ ናይ ባህሊ መግለፅን ፍሉይ ክእለትን ዓቅሚ ክተጥርይ ምስኡ ክትላበስን ከለካ ዘጠቃልል እዩ፡፡

መፍለጢ ወይ ከዓ መታወቅያ ማለት ናይ ሓደ ሰብ መፍለዩ መንነት ማለት እዩ። ሓደ ዜጋ ወይከዓ ሓደ ኣባል ናይ ሓንቲ ሃገር ወይ ሓደ ኽልል ናይ ግድን መታወቅያ ክሕዝ ኣለዎ እንድሕር ዕድመ አከል ኾይኑ።

ሕርሻን ግብርናን ኽንብል ከለና ኽልቲኦሞ ብምትሕሓዝ ከመይ ጌርና ፅቡቅ ዝኾነ ምህርቱ ንሓፍስ ዘበናው ዱኽዒ ወይ ኸዓ ምሩፅ ዘርኢ ተጠቂምና ከመይ ጌርና እቶትና ከምነደንፍዕ ዝገልፁ መስርሕ እዮም።